ካብ ዕሽጓት ምግብታት ሓደ ኾይኑ ሹሙ ድማ ከይከይ ማንጎ ይበሃል እዝ ከይከይ ማንጎ ጽማዕ ማንጎ እዩ እዝ ጽመዕ ማንጎ ኣብ ቲፈላለየ ቦታታት ድማ ክሽየጥ የኽእል::

እዛ ንርኣ ዘለና ዓይነት ኣሓ ገዛ ድንሽ ብ መልከዕ ቕርጻ ቐርፂ ተዘጋጅዩ ንክቁረጸልና ተጠቕመና ዓይነት መሣርሐ እያ።

እዘን ኣዝን ምዕሩጓትን ጽቡቓትን ዝኾና ኦሕት ገዛ ዝመልኦኦ ወይከዓ ሕዞኖኦት ዘለዋ ዓይነቲ መስተ ምየስ እዩ ምየስካብ መዓር ጐሾ ብበህላዊ ቐመማ ዘሠራሕ ዓይነተ መስተ እዩ።

ኣብ ውፂእት ጸባን ፃባን ዝነጥፉ ኽልተ መናእሰይ ንዕዘበ ለና እዞም መናእሰይ ጸባ ኣብ ሃይላንዲ ብምቝርቋር እንዳዞሩ እንትሸጡ ዘርኢ ምስሊ እዩ።

ኣብዚ ተርአና ዘላ ቕዶ ማይ ካብ ፍልፍል ዓይኒማይ ንትቐድሕ እዩ እቲ ትጥቀመሉ ዘላ ኣቐ ሓድማ ጀረካን እንዳተብሃለ ይጽዋዕ ካብ ጐማ ድማ ይሠር::

ዜና ስፖርት መበል ዕስራን ሰለስትን ዓብዪጕያ ኢትዮጵያ ልዕሊ ኣርባዓንሓሙሽተ ሰብ ሰባት ዝተሳተፍሉ ዓብዪጕያ ኢትዩጵያ ብሰላም ተጠናቂቁ።

እዛ ንርኣ ዘለና ኣርማ ናይ ኢትጴያ ኣየር መንገዲ ኣርማ እያ ናይ ኤትዮጵያ ኣየር መንገዲ ናይኤትዮጴያ ባንዴራ ትወከል ሕብሪ ታታ ድማ ቖጻል፣ ብጫ ፣ቀይሕ እዮ።

ካብ ምህርትታት ሕርሻ ትግራይ ዝኮነ ጎሞን ኣብ ኣድጊ ተፃዒኑ ናብ ዕዳጋ እንትወፍር ይረአየና ኣሎ፡፡ ጥቅሚ እቲ ጎሞን እንታይ ይከውን?

ናይ ተለበጅናኣቕሑ ተቐሪቦም ይረአዩና ኣለዉ ራሽማቶም ንምግላእ ዝኣክል እተሓደ ሪሞት ተሓደ ረሲበር ተሓደ ካሴት ተሓደ ጳወርከብል ወዘተ እየ።

ዓዊዪ ቤት ምግብን መስተን ኮይኑ ኣብ ውሽጢ ብዙኃት ግልጋሎታት ዘጠቓለለ እዩ ካብቶም ግልጋሎታት ንምግላጽ ዝኣክል ምግቢ መስተ መደቀሲ ሻወር ሹንቲ ቤትን ካልኦትን ይርከቡ።

ብበዓል ሕርሻ ዝተዳለወት ጉድጓድ ማይ ንርኢ ኣለና፡፡ እዛ ጉድጓድ ማይ ሽማ ዒላ ትበሃል፡፡ ብኸመይ ክትዳሎ ከምትኽእል ካብ መጀመርያ እስካብ መጨረሻ ኩነታት ኣደላልዋኣ ግለፁ?

ናይ ጽሕፈት መሣርሕታት ኮይኖም ሹሞም ድማ ኣጀንዳ ወይ ከዓ ናይ ሕስትሪ ደፍተራት ተብሂሎ ምይጽውዑ ኣብ ጠቐኦም ድማ ሓንቲ ብሮ ወይ ከዓ ብርዒ ኣላ።

ዘተፈላለዩ ሰባት ኣብ ዝተፈላለይ ዓውደ ሥራሕ ተዋፊሮም ንርኢ ኣለና እቲ መንእሰይ ዓረበያ እንዳብደህአ ይኸይድ ኣሎ ብቕድሚቱ ድማ ጋሪ ዘገነኅ ሓደ ንርኢ ኣለና።

ብባህላዊ መመላኽዕታት ዝፀበቃ ደቂ ኣንስትዮ ይርአያኒ ኣለዋ። እዘን ብባህላዊ መመላከዕታት ዝፀበቃ ደቂ ኣንስትዮ ናይአበይ ክፋል ሕብረተሰብ ይመስላኹሞ?

ካብቶም ባህላዊን ጥንታዊን ውቅር ኣብያተ ቤተ ክርስትያናት ዝኮነ ሓደ ዓይነት መስሕብ ቱሪዝምይረአየኒ ኣሎ፡፡ እዚ ዓይነት መስሕብ ቱሪዝም ኣበይ ከባቢ ትግራይ ይርከብ?

ካብቶም ኤሌክትሮኒካል ኣቕሑ ሓደ ኾይኑ ሽሙ ድማ መስሚዒ እዝኒ ድምፂ ይበሃ ወይ ከዓ ሄድፎን ይበሃል ብእንግሊዘኛ እዙይ ድምፂ ንምስማዕ ይጠቅመና።

ካብቶም ዘበናዊ ናውታ ትምህርቲ ሓደ ኾይኑ ሹሙ ኻልክሊተር ይበሃል ሕሳብ ሥራሕ ንምቕንናስ ድማ የጠቕመን።

በህላዊ መሣርሕታት ሕርሻ ትግራይ ሓደ ኾይኑ ሽሙ ዘተረገጸ ነዊት ይበሃል ዘተረገጸ ነዊት ወይከዓመሣረዕ ብዙኃት ክፍልታት ኣለዎ ካብቶም ክፍልታት ሓደ ኣርኦት ነዊት መሓረሻ ዕርፊ ወዘተ.... ይርከቡ።

ብዙሓት ሰባት ብዝተፈላለየ ሜላታት መጕዓዚያ ተጠቒሙ ናብ ዕዳጋ እንትወፍር ንርኢ ኣለና ካብቶም ኣብኡ ዘለዉ መጎዓዚያታት ሓንቲ ዝኾነት ንኢሽተይ መኪና ወይ ከዓ ታክሲ እንዳተብሃለት ትጽዋዕ ትርአየና ኣላ።

ጥበብን ባህልን ዘንጸባርዑ ዘተፋያለዮ ዓይነታት ሥብ ንርኢ ኣለና እዞም ዓይነታት ሥብ መጸዉዒ ሹሞም ወርቂ ሞሶብ ተብሂሎም ይጽውዑ ኣብ ድኅሪ ኢቶም ወርቂ ሞሶብ ድማ ኣቕሖቡና ተዘርግሒ ይረከብ::

እዚ ንርእዮ ዘለና ደቂኣንስትዮ ንመጋየፂ ዝጥቀማሉ ዓይነት መጋየፂ እዩ እቲ መጋያፂ ሽሙ ሻቁር ይበሃል ኣብ እዝኒ ደቂኣንስትዩ ድማ ይግበር።

ካብ ዜና ተቐፂ ዝተወሰደ ዛዕባ ኴይኑ ብዋነነት ድማ ማይክሮሶፍት ናይ ቻይና ቲክቶክ ንምግዛእ ምዝርራብ ከም ዝጀመረ ዝሕብር እዩ።

ካብ እተን ዓይነታት ተሽከርከርቲ ሓንቲ ኮይና መፀዊዒ ሽማ መኪና ትባሃል፡፡ እዛ መኪና ሒዛቶ ትጓዓዝ ዘላ ንብረት እንታይ ይከውን?

ካብ ቶም ናይ ቖርወት ጫማታት ሓደ ኾይኑ ናይ ደቀ ኣብዓትዮ ካብ ቖርቦት ወይከዓል የዘር ዘተዳለወ ጫማ እዩ እዝ መብዛሕቲ እጊዜ ምሱፍ ዝዕጥቕ ዓይነት ጫማ እዩ።

"ሮበርት ሊዋንፖስ"ናይ ዓሞቱ ናይ (ፊፋ)ምርጢ ተጫዋቲ ተባሂሉ ዋንጫ ተሸሊሙ ደስትኡ እንትገልጽ ንርኢ ኣለና።

ካብ ክፍልታት መሓበረ ሰብ ኮይኖም እዞም ቖልዑ መጸዊዒኦም ኣጓሰት ይበሃሉ ዝተኸደንዎ ዘለዉ ነጸላ ድማ ሽጓማነ እንዳተብሃለ ይጽዋዕ።

ወራር ዕስለ ኣንበጣ ንመልክት ኣለና። እቲ ዕስለ ኣንበጣ ዝበላዓ ዘሎ ዓይነትዝራእት እንታይ እያ?

ጨና ኣዳም ዝበሃል ዝተፈላለዩ ጥቅምታት ኣለዎ። ንኣብነት ንምግብነት መድሓኒትን ዘገልግለና። ንምግብነት ብከመይ ክነውዕላ ንክእል ክልተ ጥቀስ ?

ሓደ ቀሺ ናብ መሸጢ መጋየፅታት ደቂ ኣነስትዮ ብምእታው ንጓሎም መሸጢ መጋየፅታት እናገዝኡላ ይርከቡ፡፡ እቲ ዝገዝኡላ ዘለዉ ዓይነት መጋየፂ እንታይ እዩ?

ንእሽተይ ቆልዓ መስቀል እንዳተሳለመት ይረአየና አሎ። እታ ቆልዓ መስቀል እትሳለሞ ዘላ ናይ ባዕሉ ሃይማኖታዊ ትሕዝቶ ዘለዎ ። እቲ መስቀል ካብ ምንታይ ተሰሪሑ?

ዘመናዊ መደርደሪ ኣቁሑ ኣርማድዮ ካብ ክንደይ ዓይነት ሕብሪ ተዳልዩ ይርከብ? እቶም ሕብሪታት መንን መንን ይበሃሉ?

ካብቶም ጥንታዊ ስልጣነን ምዕባለን ትግራይ ዝገልፁ ፍልፍል እቶት ቱሪዝም ዝኮነ ሓደ መስሕብ ትግራይ ኮይኑ ካብ ከውሒ ተፈልፊሉ ዝተሰርሐ እዩ፡፡ ዝርከበሉ ቦታ ግለፅ?

ዘበናዊ መስተታ ተሓደ ኾይኑ መጸዊዒ ሽሙድ ዳንጌራ እናተብሃለይ ይፅዋዕ። ዕዝ ዳንጌይራ ብ ዝተፈላልየ ኅብሪ ጠቐሚሙ ዘተቐረበ እዩ ።ናብ ኣገልግሎት ድማ ሓደ ሰብኣይ ኣብ ሠር ዝተሸኪምዎ ይኸይድ ኣሎ።

ኣብ ኣፍሪካ ዘሎ ጸገም መብራህትን ምቕራፍ ንኣፍሪካ ናይ ኤሌትሪክ ኃይሊ ንምምንጫዊ ሠ ሓተን ብል ዮን ዶላር ክምደብ ከም ዝኾነ እቲ ዘና ወይከዓ ሓበሬታ ኣፍሊጡ::

ካብቶም ናይ ትግራይ ትካል እግሪ ምትካል ትግራይ ዝኾኑ ዓበይቲ ፕሮጀክትታት ትግራይ ሓደ ዝኾነ መሰቦ ሲሚንቶ እዩ። መሰቦ ሲሚንቶ ኣበይ ከተማ ትግራይ ይርከብ?

ኣብዙይ ንዕዘቦ ዘለና ባህላዊ መሣርሒ ሕርሻ ትግራይ ኣይኮይኑ ተጠቐመሎም መሣርሕታት ድማ ነዊት ኣርዑት ኦራኦሮ ከርፈስ ዕርፊ ኣብዑርን ወዘተ ይርከቡ።

ባህላዊ መጋየፅታት ትግራይ መስቀል ፣ መድገምያ ወዘተ ይርከብዎም፡፡ እታ ኣብ እታ መስቀል ተለጢፋ ዘላ ስእሊ ናይ መን እያ?

ካብ መስሕባት ቱሪዝም ትግራይ ሓደ ኮይኑ ካብ እምኒ ዝተሰሐ መንደቅ እዩ። እዚ መንደቅ ኣብ ርእሲኡ ዝኮነ ዓብዪ እፅዋት ይርእየና ኣሎ። ሽም እቲ እፅዋት ታይ ይበሃል ?

ካብ ዜናታት ስፖርት ሓደ ኾይኑ እዝ ዘይና ዘመላኸተ ድማ ናይ ኢቲጴያ ኣምባሲ ኣብ ጳሪስ ንዝግበር ኦሎምፑክ ንዝሳተፉ ሉእኻን ልዕል ኣቀባብላ ከም ዝገበረሎም ይሕብር::

እዛ ንዕዘባ ዘለና መኪና ካብ ዓይነታት መጐዓዚያ ሓንቲ ኾይና ንብረት ፂዕና ዝኃዘቶ ንብረት እንዳፋደጠትን እንዳዘረትን ኣብ ምሻጥ ትርከብ ::

ኣብ ዕዳጋ ብዙኃድ ሰባት ዘተፋላለየ ዓይነታት ንብረት ኂዞም ዕደጋ እንትሸጡን እንትገዝኡኒ ርኢ ኣለና ካብቶም ዓይነታት ንብረት ተዘርጕሐም ዘለዉ ሓደ ዝኾነ ክዳን ካልኣይ ኣስቤዛ ኮሚደረ ሽጉርቲ ወዘተ ዝኣምሰሉ ይርከዉ።

ካብ ኣቕሑታት ገዛ ሓደ ኾይኑ ሽሙ ጀክ ይብሃል ጀክ ስዋ ንመቕዳሕ ምጥቆመሉ ዓይነት መሣርሕ ኣቕሖገዛ እዩ::

እዝ በህላዊ መመላኽዒ እዙይ ኣብ መርዓ ክርስትና ሽምግልና ዕፀ ወዘተ ንጥቆመሎ ዓይነት መጋያፂ እዩ ብስትፈላለየ ሰፍእን ስፍትን ዘመዓሪ ይርክብ።

እዙይ ካብ ወቕታዊ ፣እዋናዊ ዛዕባታት ብኸፊል ዝተወሰደ ኾይኑ ናይ ኣይኤስኤስ መተግበርያ ድስኪቲብ ከመይ ምጥቃም ከም ዝኽእል ዝሕብር እዩ።

ኣርማ ናይ ሓደ ትካል ምልክት እዩ። እዝ ምልክት እዙይ ዘርአና ኮምስን ግምሩ ምዃኑ እዩ።

ባህላዊ ጎይላ ወይ ከዓ ስዕሲዒት ትግራይ፡- እቲ ባህላዊ ጎይላ ወይ ከዓ ስዕስዒት ትግራይ ብከበሮ ደሚቁ ይርከብ፡፡ ከበሮ ካብ ምንታይ ይስራሕ?

ካብ በህላዊ መጕዓዝታት ዓንቲ ኾይና ሽማ ጋሪ ተብሂላ ተጽዋዕ ጋሪ ካብ ዕንጨት ዘተሠርሐ መሸከምን ክልተ ጐማ መኪናን ብፈረስ ንዳተ ጐተተ ዝስራሕ ባህላዊ መጕዓ እዘያ እዩ::

ኢትዮጵያ ኣትለቲክስ ናይ ኣሠልጠንቲ ኣትለቲክስን ዳያኑን ዝሃቦ ብቓዓት መረጋግጽ ሥልጠና አዩ::

ኣራንሺ ኣብ ትሕቲ ኣትክልትን ፍራምረን ዝምደብ ዓይነት ተክሊ እንትከውን ካብቶም ሕማም ተከላከልቲ ምግብታት ሓደ እዩ፡፡ ኣራንሺ ብከመይ መልክዑ ንምግብና ክቀርብ ይክእል?

ጋብ ኣቕሑታት ትገዛ ሓንቲ ኾይና ሽማ ድማ ሳንታ ወይከኣኣዘምቢል እንዳሰብሃለት ትጽዋዕ ጋብ ዝትፈላለየ ጨርቂ ብዝተፈላለየ ክሪ ዝተመላኽዐት ኮይና ኣገልግሎታ ድማ ኣቝሕ ኒ መሓዝ ትጠቕምን።

ባህላዊ ኣቀራርባ ቡና ንርኢ ። ኣለና ቡና ነምስራሕ እንጥቀመሎም ናውቲ ኣቝሑፍቲ ቡና ድማ ኣ ቅድሜና ተዘርጊሐም ኣለዉ ኣሽማቶም ንመጥቃስ ዝኣክል ጀበና መበኮሪ ዕጣን ፊንጃልን እንዳሽኮርን ይርክቡ።

ካብ ባሕልን ጥበብን ኢትዮጵያ ሓደ ኾይኑ ተኸተልቲ ኦርቶ ዶክስ ተውህዶ በገና ሕዞም መዝሙር እንትዝሙሩ ዘርኢ እዩ::

ብሰንኪ ዝተዛበዐ መረዳእታ ዝተጎሳቆለ ማሕበረሰብ ንምልከት ኣለና፡፡ ሳዕቤን እዚ ዘይፍትሓዊ ወይ ከዓ ዘይምዕሩይ ረዲአት እንታይ ይከውን ይክእል?

ካብ ኢለክትሮንክስ ሓንቲ ኾይና እሽማድማ ዲግታር ካሜይራ እያ ዲጅታር ካሚይራ ፈቶ ንምልዓል ቲጠቕመና ዓይነት መሣልሀ እያ::

ኣደታት እምባሻ ኣብ መቕሎ ኃጺን እንትስንክታ ዘርኢ እዩ ሕምባሻ ካብ ሥርናይ ወይ ካፊኖ ይስራሕ።

ብምዕሩጋት ጎቦታት ዝተሓፀረ ሰፊሕ ናይ ሕርሻ ልምዓት ይርአ ኣሎ። ብጣዕሚ ሳሓብን ማራኽን ልምዓት ቦታ እዩ። አዚ ቦታ ኣበይ ከባቢ ይመስለኩም?

ስልጠና ሕፁያት ሃገራዊ ምክልኻል ሰራዊት ኢትዮጵያ ዘርኢ ሰልፊ እዩ። ኣብ ኢዶም ሒዘምዎ ዘለዉ ዓይነት መሳርሒ እንታይ ይብሃል?

ካብ ዓይነታት እፅዋት በረኻ ዝኾነ ሓደ ዕረ ኣብ ቅድሚትና ይርአ ኣሎ፡፡ ዕረ ንሕማም ዓሶ መድሓኒት ምዃኑ ዝፍለጥ እንትኾን ብኸመይ መልክዑ ክንወስዶ ንኽእል?

ዝተፈላለዩ ዕሹጋት ምግብታት ዝሽየጠሉ ድንዃን ንርኢ ኣለና፡፡ ካፍቶም ዓይነታት ምግቢ ሓደ ዝኾነ ተወቒጡ ዝተዘጋጀወ ቡና ንዕዘብ ኣለና፡፡ ዓይነት እቲ ቡና እንታይ ይበሃል?

ካብቶም ማዕኸናት መረኻቤ ሓፋሽ ዝኮነት ሓንቲ ሮድዮ ኣብ ቅድሜና ንዕዘብ ኣለና ሽማ ድማ ፊልጵስ ሮድዮ እንዳተብሃለት ተጽዋዕ ኣጐልግሎታ ድማ ብድምፂ ጥራሕ ዘይናን ሓበሬታን ተመኃላልፍ::

እዝ ዓይነት ስነጽሑፍ ናደ ኾይኑ ጋዜጣ ድማ የበሃል እዝ ጋዜጣ ብዋንነት ጥሕፍዎ ዝርከብ ዘሎ ናይ መፍርኂ ዝኾነ ረዕድምምሬት ዓደጋ ንምክልኻል ክግበር ዝግብኦ ዓቕሚ እዩ።

ዘበናዊይ ሕሪሻ ንምልከት ኣለና እዝ ዘበናዊ ኅርሻ ብማሽን ዘተደግፈ ኾይኑ እታ ማሽን ስገም ወይ ሥርናይ እንዳዓጸደት ትርከብ።

ካብ ዓይነታ ታቐሕጐዛ ሓንቲ ጐይና ሽማ እንጀራ መቓረቢት ወይ ከዓ ቦና መሰለፊት በፌ ትበሃት።

ካብ መሣርሕ ጽ ሕፈታት ሓደ ኾይኑ ሹሙ ቀለም ይበሃል እዙይ ቐለም ድማ ብዙኃት ሕብርታት ኂዙ ኣሎ ካብቶም ኅብርታት ንምግላእ ዝኣክል ቀይሕ ደንበጊዕ ቖወጻል ሃምራዊ ሰመያውን ወዘተን ....ይርከውዎ።

ካብ ዓይነታት መጐዓዝያ ሓንቲ ኾይና መጐዓእዝያ ባሕሪ እያ ሽማዕ ታምቋትበሃል ካብ ዕንጨቲ ወይ ኻብ ፍዉስ ዝበለ ኃፂን ድማ ይዳሎ።

ዘበናዊ ኣቀራርፃ ፆጕሩ ደቂ ተዉዓትዮ እዩ እቲ ወዲ ተብዓታይ ኣብ ኡዝኑ ዝኾነ መመላኽዒ ተጠቕሙ ኣሎ እቲ ተጠቐሙዎ ዘሎ መመላኽዒ ሸቝይር ይበሃል ሸቝይር መብዛሕት ጊዜ ንደቂንስትዮ መመላኽዒ ይጠቅም።

እዝ ዘረአየና ዘሎ ኣርማ ናይ ኢትዮጵያ ብሔራዊ ባንኪ ኣርማ እዩ::

ጥንታዊ ሓድግታት ትግራይ ዝኾነ ሓደ ሓወልቲ ኣኽሱም ብኣዝዩ ምዕሩግ ዝኾነ ሓምለዋይ ከባቢ ተፀምቢሉ ይርከብ፡፡ ሓወልቲ ኣኽሱም ኣበየናይ ክፍለ ሃገር ትግራይ ይርከብ?

እነጋ ኣብ ዓይነታት ተሽከርከርቲ ሓንቲ ኾይና ናይ መሬት መጐዓእዝያ ካብ ዝኾነት ሓንቲ እያ ሽማ ድማ ባቡርት በሃል ባቡር ኣብ ናይ ባዕላ ሕዲድ እንዳተ ጐዓዘት እቶም ሕዝብታት ድማ እንዳተሳፈሩ ዘርአ ምስሊ እዩ።

ዓበይቲ ናይ ሕዝቢ መጎዓእዝያ ኣብ መንሃርያ ተኣኪበን ይረከባ እተን ዓበይቲ ናይ ሕዝቢ መጕዓ እልያ ሽምን ኣቶውስ እንዳ ተብሃላ ይጽዋዓ።

ክልተ ዓበይቲ ማሽናት ኣብ ቅድሜና ንርኢ ኣለና እዘን ማሽናት ዘበናዊ እንተኾና ሽመን ድማ ፍርጅ ብሃላ ፍርጅ ምግብታት ንኸይበላሸዎ ንብዙኃት ሰዓታት ዓቂቡ ንምጽናሕ ይጠቕመና ::

እዝ ዘርአና ዘሎ መለጠፊ ኢቶ ተለቆም ዲጊታል መተዋቅኣ ኣዳልዩ ከም ዝርከብ እዩ ብሕራዊ መተዋቅኣ ኢቲጴያ ሕትመት ጀሚሩ ኣሎ።

ካብ ጠስነ ተዳልዩ ተዓሽጉ ዝመጸ ቐጠፍ ሻሕ እዩ እዙይ ንሻሕ ቀመም ንጥቀመሉ ኣብ ዓበይቲ ድኳናት ድማ ይሽየጠ።

ኣሕመልትን ኣትክልትን ክሽዮጡ ኣብ ዕዳጋ ተዘርጊሖም ይርአዩ ኣለዉ እቶም ተዘርጊሖም ዘለዎ ኣኅመልቲ ሽሞም ለሚን ጉዕ በርበረ ይበሃል።

ሓደ ሙሉእ ቀዳማይ ብርኪ ቤት ትምህርቲ ኣብ ቅድመይ ይርኣየኒ ኣሎ። ሙሉእ ቀዳማይ ብርኪ ቤት ትምህርቲ ዝበሃል ካብ ክንደይ ክሳብ ክንደይ ክፍሊ ደርጃ ትምህርቲ ዘጠቃለለ እዩ ?

ካብ መራኻቢ መዓኸናት ዝተወሰደ ሓበሬታ እዩ እዚ ሓበሬታ ዘመላኽቶ ድማ ኣከባብራ ብዓል ጥምቅት ኣብ ከባብታት ኣሜሪካ ወይ ከዓ ጐድናታት ኣሜሪካ እዩ ዝገልጽ።

ዓይነታት ኣኅምልትን ፍረምርን እዮም ዓስማቶም ድማ ጳጳዮ ሞዉዝ ማንጎ ሎሚን ዘይትሑን ወዘተ ይበሃሉ።

እዞም ንርእዮም ዘለና ኽልተ ሰብኣየን ሰበይትን ኣብ ሥርሕቲ ደምዓት መስን እንዳተሳተፉ ይርከዉ እቲ ሠራሕቲ መስኖ ድማ እቲፈላለይ ኣትክልትን ኣሕምንትን ተኺሎም እንደኸስኮስዎም ይርክዉ::

ካብ ቤት ምግቢ ሓደ ኾይኑ ካብ ኅሩጭ ሥርናይ ወይ ፊኖ ተዳልዮም ዝተቐረቡ ዝተፈላለዩ ዳቦታትን ኮኪሳትን ሕምባሻታትን ዝሽየጠሉ ቦታ እዩ::

ብዙኃት ደቂ ኣነስትዮ ካብ ቤት መረበተን ተፈናቂለን ኣብ ስደት ተንገራቲተን ንርኢ ኣለና ብዘን ደቃንስትዩ ብጥዓሚ ከፊኡዎንን ተጸጊመንን ከም ዝኾነ ካብ ገጸን ምርዳእ ኽኢልና ኣለና።

ካብ ማኣኸላት ዜና ዝተወሰለ ሓበሬታ እዩ እዝ ሓበሬታ ዘመላኾቶ ናይ መንግሥቲ ኮምሽን ኣገልግሎት ወሃብቲ ኣ ወቕታዊ ጕዳይ ዝሃብዎ መግለጺ ዝገልጽ እዩ።

ካብ ዓይነታት ኣቕሑ ገዛ ሓንቲ ኮይነ ካብ መደባርያን ዕንጨይቲን ትስራሕ። ሹማ ድማ ጭራ ትብሃል። ንምንታይ ኣገልግሎት ትውዕል?

ሥራሕ የኽብር ሥራሕ የጠግር ብዝብል መሪሕ ሓሳብ ዞ መናእሰይ ኣብ ዘተፈላለይ ዓውዶ ሥራሕ ዝተዋፊሮም ይርከዉ እቲ ዝሠርሕዎ ዘለዉ ሥራሕ ድማ ምጽራቅ ጫማ ይበሃል።

ዘበናዊ ቅዲ ወይከዓ ፋሽን ተርእና ኣላ እቲ ቕዲ ብመልካዕ ቀሚስ ዝተዛለወ እንትኸውን ኣብ እዘና ድማ ሓደ ዓይነት መገያጽ ተተውመ ኣላ እቲ መገያጺ ናይ እዝኒ ወይከዓ ሸቝር እንዳ ተብሃለ ይጸዋዕ።

ብሰንኪ ኩነታት ዝዓነወ ቤት ትምህርቲ ይረአ አሎ። ብዙሓት መፅሓፍቲ ተቀዳዲዶም አብ ባይታ ተደብርዮም ይርከቡ። ነዚ ቤት ትምህርቲ ዚ ዘዕነወ አካል መን ክከውን ይክእል?

ኪን ጀንግ ን ዘተብሃሉ ናይ ሰሜን ኮርያ መራሕ ናይ ኒኮለር መሣርኂ መምረቲ ዝኾኑ ትካላት ተዘዋዊሮም እንትርኡ ዘርኢ ምስሊ እዩ ካብ ዜና ተወሲዱ።

ብ ባንዴራ ትግራይ ዝወቀበት ጽብቕቲ ፈረስ ትርአ ኣላ ኣፍታ ዝባን ፈረስ ዘሎ ሓደ ወጣት መንእሰይ ኂዝዋ ዘሎ ባንዴራ ናያየነይቲ ክልል ኢጢጵያ ባንዴራ እያ?

ዓይነት ምግቢ ኾይኑ ሽሙ ፋታ የበሃል ፋታ ዳቦ ብምቝራስ ሰብሒብምሕዋስ የዘጋጎ እቲ ዝምገቦ ዘሎ ሰብ ኣብ ክንደይዕድሚን ይርከብ

እዛ ንርኣ ዘለና ኦልፊት መስል ነገር ናይ ሓብሬታ መርበብ ድኅንነት ምሕደራ ኣርማ እያ::

ባሕሊ ኢትዮጵያ ዘንጽባርቕ ኣቐራረባቡና ንርኢ ኣለና መጀመርያ እቲቡና ኣብ መቕሎ ይቖሎ ካኡ ተወቝጡ ኣብ ጀበና የፈለሕ መወዳእታ ናብ ፍንጃል ተቐዲሑ ን ተጠቀምቲ ይወሃብ ::

ባህላዊ ትውፊታትን ቁሳቊስን ኣብያተ ክርስቲያን ይርኣዩ ኣለዉ። ሓደ ካብቶም ቁሶቊስ ኣብያተ ክርስቲያን ዝኾነ ነጋሪት ኣብ ምድሪ እቲ ቤተ ክርስቲያን ኣሎ። ጥቕሚ እቲ ነጋሪት እንታይ እዩ?

እዚ ናይ ሥጋ መሸጢ ኣብዪ ልኳንዳ እዩ እዝ ልኳንዳ እዙይ ናይ ክርስቲያን እዩ ካብ ብዕራይ ፣ ጥየል ወዘተ ሥጋ ነረክብ።

እዚ ንርእዮ ዘለና ካብ ባህላዉን ጥበባዉን ኣቀራረባ ቡንና ኢትዩጴያ ዘርኢ እዩ እቲ ተኸዲናቶ ዘላ ሓበሻዊ ቀሚሽ እንተኾን እቲ ኣብ ምስቲ ቦንና ተቐሪቡ ዘሎሚ ኣገልግል ይበሃል።

ተምሃሮ ኣብ ክላስኣትም ትምህርቲ እንትከታተሉ ንርኢ ኣለና ነዂኑንበ ዕልቢ ናይቶም ተምሃሮ ምሉእ ንምሉእ ብዝበሃል መልክዑ ነቲ መምህር እንዳተኻታተሉ ኣይኮኑን ዘለዉ።

ቭጅን ዝተብሃለ ናይ ውሽጢ ደው እስጴሻያል ክንኒኽ ዝተፈላለዩ ሕክምናዊ ኣግልግሎት ከም ዝህብ ዘርኢ መለጠፊ ወይከዓ መፋለጢ እዩ።

እዝ ንርእዮ ዘለና መለጠፊ ናፍጣን ቤንዝንን ከም ዘየለ ዘኅብር መለጠፊ እዩ ብሕጽረት ነዳድን ቤንዝንን ድማ ብዙኃተሽከርካርቲ ተርታ ኂዘን ይርከባ።

እዝ ሓረስታይ ትግራይ ምሁርቱ ናብ ገዛ ንምእታው ዘጠቀመሉ መላ እዩ እዙይ ድማ ሓሠር ካብ እኽሊ ንምፍላይ ብኣብዑር ኣርጊጽካ ሓሰሩ መሚኻ እትእኽሉ ናብ ገዛ እዩ ይዉሰድ።

ኣብዚ ዜና ንዕዞቦ መዓልቶሞ ዘሓለፎሞ ምግቢታት ክንምገብ ከም ዘይብልና እዩ። መዓልቶሞ ዝሓለፉ ምግብታት እንተተመግቢና ንሕማማት ንሳጣሕ። ካብቶሞ ዓይነታት ሕማም ብመዓልቶሞ ዝሓለፉ ሕማማት ዝመፁ ክልተ ጥቀሱ?

ዝተፈላለዩ ዓይነታት ኣልኮል ንዕዘብ ኣለና፡፡ ካብኣቶም ዊሽጢ፣ ኣረቂ፣ ቢራ ወዘተ ይርከብዋ፡፡ ዝላዓለ ኣልኮላዊ ትሕዝቶ ዘለዎ መን እዩ?

ካፍቶም ተፈጥራዉን ታሪኻዉን ቦታታት ሓደ ዝኾነ ደኒ ነዕዘብ ኣለና እቲ ደኒ ብጥ ዓሚ ብዙኅ ሓድ ተወለታትን በጥ ዓሚ ዘተፈላለየ ቕርጸ ወይኣመልካዐ ምድርን ነርኢ ኣለና::

ናይ ኣዲስኣበባ ዩኒቨርስቲ ምኽትል ፕረዜዳንት ዶክተር ሳሚኤል ክፍለን ናይ ኣዲስኣበባ መናእሰይ ስፖርት ምኽትል ዝኾኑ ዂልተ ሰባት ብዛዕባ ስፖርት እንቲዛተዩ ወይከዓ መብርሂ እንትህቡ ንርኢ ኣለና።

ካብ መርሕቲ ኃይማኖታት ሓደ ኮይኖም መራሒ ኃይማኖት እስልምና እዮ ዓብዪ በዓሎም ንምኽባር ድማ ናብ መኽባሪ ቦታኦም እንዳኣተዉ ይርከቡ።

ገዛ ንመንበሪ ደቂ ሰባት እንጥቀመሉ ካፍቶም መሠረታዊ ኣገልግሎታት ሓደ እዩ ገዛ ኣብ ወሽጡ ብሳኃት ኣዂኅታት ዘጠቓለለ እዩ ንኣብነት መደቀሰ ዓራት ኮፍ መበሊ ተለበጅንን ወዘተን ይረከብዎ::

መደብረ መፅሓፍቲ ብዙሓት መፅሓፍቲታት ተቀሚጠምሉ ይርኸቡ። ዓይነታት እዞም መፃሓፍቲ ዝተፈላለዩን ብዙሓትን እዮም። ካፍቶም ዓይነታት መፅሓፍቲ ዝተወሰኑ ጥቀሱ?

ካብ መጋያጽታት ሓደ ኾይኑ መጸዊዒ ሹሙ ኣልቦ እንዳተ ብሃለ ይፍለጥ ካብ ዝተፈላለይ ዑንቊታት ቡሩር ወርቂ ወዘተ ዝኣ መሰሉ ክዳሎ ይኽእድ እዩ ኣብ እግሪ ድማ ንጠቀሞሉ።

ካብ ዓይነታት ምግቢ ሓደ ኮይኑ ቆሊዑ ኣብ እዋነ ክርምቲ ፍሒሮሞ ንምግብና ዝጥቀምሉ እዩ። ሽም ናይ እዚ ምግቢ እንታይ ይበሃል?

ካብ ዓይነታት ኣሕምልትን ኣትክልትን ሓደ ኾይኑ ሽሙ ሽጉርቲ ቐይሕ ተብሂሉ ይጽዋዕ ንስተፈላለየ ምግብና ብመልካዕት ጸውሒ የገልግልና።

ካብ ዘበናዊ ኣቕሑታት ገዛ ሓደ እ። ሽሙ ድማ ማሕፃዊ ክዳውንቲ ማሽን ይበሃል። ኣገልግሎቱ ድማ ዝሮስሒ ኹዳዉንቲ ነምሕጻብ ይጠቕመና።

ቤት ምኽሪ ተወከልቲ ሕዝቢ ኢትዮጵያ ኣብ ኣዳራሽ ኣኼባ እንተካየዱ ዘርኢ እዩ።

እዙይ መለጠፊ መሰረት እንረኽቦ ሓበሬታ፣ እቲ ሕንፃ ኮሚቴ ፖሊስ ጣብያ ክንደያ ቐጠና ኣርባዕተ ከም ዘኾነ እዩ። ንምንታይ እዩ ግን ተዓጽዩ?

ቶቶት እንዳተ ብሃለ ዝጽዋዕ ዘበናዊ ምግቢ ኣዳራሽ ኣብ ውሽጡ ዝተፈላለየ በህላዊ ስዕ ስዕታት እንዳስተኣና ገደ ይርከብ ::

ዓይነታት ዘበናዊ መስተ ዝኾነ ሓደ ቢራ እዩ፡፡ እዚ ዝርአየና ድማ ራያ ቢራ ይበሃል፡፡ ራያ ቢራ ካብ ምንታይ ይዳሎ?

እዚ ንርእዮ ዘለና ዘመናዊ ኣሰራርሓ ኣብያቲ ወይ ከዓ ገዛውቲ እዩ ኣብ ዝመዕበላ ሃገራት ድማ ብበዝሒ ይስራሕ።

ካብ ኣትክልትን ኣኃምልትን ሓደ ኾይኑ ሹሙ ድንሽ ይበሃ ድንሽ ብመልቅዕ ጸብሒ ንምግብና ንጥቀመሉ ድንሽ ብጥዓሚ ወሰንቲ ኻብ ዝኾኑ ዓይንታት ምግቢ ሓደ እዩ ::

ኣብ እስጶር ማርከት ዘተፈላለዩ ዘመናዊ መመላኽዕታት ተቃንስትዮ ተዘርጕሐም ይርከቡ እዞም መመላኽዕታት ተቃንስትዩ ትግራ ኲሕሊ ርሳስ ይበሃሉ ክንደይ ዓይነት ኲሕሊ ሥርሳስ ኣለዉ።

እዝ ንርእዮ ዘለና ዓይነት ጫማ ኾይኑ ጋብ ዘተፈላለየ ነገራት ክሠራሕ ህእል እዩ ።ሽሙ ድማ ሻራ ኣብ ናተብሃለ ይፅዋዕ ነጥ ናይ ደቃንስትዮ ጫማ እዩ ።

ባሕሊ ምክባር ትግራይ ዘርኢ እዩ እዝ ዘርአ ና ዘሎ መናእሰይ ንዓበይት ወለዶም እግሮም ብምሕጻብ እንተኽብርዎም ዘርኢ እንትኾን ኣብ መውዛሕት ክፋል መሓዋርሰብ ትግራይ ይከየድ።

ናይ ኢትዮጵያ ሃገራዊ ባንዲራ ዝውክሉ ሰለስተ ዓይነት ሕብርታት እዮም። ቆፃል፣ ቀይሕ፣ ብጫ፣ ቆፃል ሕብሪ ባንዲራ እንታይ የመላኽተና?

ካብ ትካላት ኣይማኖት ሓደ ኾይኑ ሹሙ መስጊድ ዲበሃል ተኸተልቲ እምነት እስልምና ድማ ጸሎት ምብጻሕ ኣብ ዘቦታ ይርከቡ።

እዞም ንዕዘበም ዘለና ክፍልታት መሓበረ ሰብ ተምሃሮ ኮይኖም ሓደ ምርኢት ንመረኣይ ተዳልዮም ይርከቡ::

ኣብ ቤት ምግብን መስተን ብዙሓት ዓይነታት ምግብን መስተን ንረክብ። ካብ ዓይነታት ምግብን መስተን ዝኾኑ ሓሙሽተ ጥቀሱ።

ሰበናዊ ኣቕሑት ገዛ እዩ ሽሙ ድማ ኣምፑል ይበሃል ኣምጵል ልቂ ወይ ከዓ መብራህቲ ንምብራህ ይጠቕመና።

ናይ ገዛ እንስሳ ኾይና ሽማ ድማ ከልቢ ትበሃል። ከልቢ ገዛና ካብ ሌባን ዝተፈላለየ ጸላእን ትሕልወልና፤ ከምኡ ብምዃና ዝተልዓለ ድማ ዋርድያ ገዛ እንዳተብሃለት ትፍለጥ።

ካብቶም ዘበናዊ ጨመቶት ሓደ ሆይኑ ኣገልግሎቱ ድማ እግርኻ ንኸይ ጉዳ ብዝተፈላለየ ዕንቅፍትን ቑርን ከይወቓዕካን ዘተፈላለዩ ተናድፍቲ ወይካዓ ተናኸስቲ እንስሳ ኸይበልዕኻን ይጠቕመና።

ካብ ዕቃ ዝትሰርሐት ባህላዊ መትሐዚት አቁሑ ሻንጣ ትርኣየኒ ኣላ። ነዛ ባህላዊት ምትሐዚት ኣቁሑ ሻንጣ ምስራሕ ትክእልዎ ዶ?

ብዙኃት ኣይነታት ኣሕምልትን ፈራምርን ተቐሪቦም ኣለዉ። እዞም ኣኅምልትን ፈራምርን ንወዲ ሰብ ዘለዎም ጠቕሚ ሕማም ተኸላኸልቲ እዮም። ንኣብነት ኣራሽ ፣ኮሚደረ ወዘተ ይርከዎ።

እታ ኣዝያ ተፈታዊት ዝኾነት ድምፃዊት ኤልሳ ገብረገርግስ ካብ ዝደረፈተን ናይ ገድልታት ደርፋ ሓንቲ ንዕሩረይ ዝኾነት እዳደረፈት ዘርኢ ምስሊ እዩ ። እታ ኤልሳ ገብረገርግስ ኣብ ምንታይ ተሰቂላ ኣላ?

ተፈጥራዊ መዘናግዒ ይረአየና ኣለዋን እቲ ተፈጥራዊ መዘናግዒ ኂዝዎም ካብ ዘርከቡ ሓደ እንስሳ ዘገዳ ካልኣይ ተፈጥራዊ ዝኾነ ከወሒታት።

ዓበይቲ ሃገር ኣቃረፅቲ መጕዕ ዚያታት ነርኤ ኣለና እዘን መጕዐ እዚያታት ናይ ሕዝቢ እንተኾና ሽምን ድማ ሰላምባስ እንዳተብሃላ ይጽዋዕ።

እዝ ዓምድ ኣማ እዝ ሽራኽ ተብሂሉ ይጽዋዕ መብዛሕትኡ ናይ ደቂ ተብዓትዮ ጫማ ከም ዝኾነ ይፍለጥ ካብ ቆርበትን ድማ ይሥራሕ።

ዝተፈላለየ ሸቀጣሸቀጥ ዝሓዘ ድንዃን ይረኣየና ኣሎ ። ኣብቲ ጥቃ ድንዃን ዝርከቡ ዝተፈላለዩ ኣቑሑት ኣለው። ካብቶም ዝተፈላለዩ ኣቑሑት ክልተ ጥቀሱ ?

ጠቕላይ ምንስተር ኣብዪ ኣኅመድ ካቢኔታቶ ኣኪቡ መልእኽቲ እንተሕልፍ ዘርኢ እዩ እዙ ጠቕላይ ምንስተር ናይ ኢትጵያ ጠቅላይ ምንስተር እዩ።

ኣብዙይ ንርእዮም ዘለና ዘተፈላልዩ ምርዕታትን ናይ ጽሕፈት መሣርሕታት መጽሓፍትን ደኩመንታት መቐመጢ ዝኾኑ ፋይላትን እዮም::

ናይ ገባርሠናይ ኣርማ ኾይኑ ዘኅብሮ ድማ ካብ ኲናት ነፃ ምዃኑ እዩ። ኲሉ ጊዜ ኣብ ሰብኣዊ ሓገዝ ይነጥፍ። ሽም ናይታ ድርጅት ግለፁ?

ካብ ዕርዲ ተብዐጡ ዝተዳለወ ናይ ገጽ መመላኽዒ እዙ ጥቕሙ ሃብ ገጽ ንዘርከቡ ዘተፈላለዩ ኣድለይት ዘይኮኑ ጸለምቲ ነገራ ትወይ ድማ ማላታት ንምጽራቅ ይጠቅም።

ዓይነት ምግቢ እዩ:: ሽሙ ድማ ብቁልቲ ይበሃል ኩነታት ኣደላልውኡ ድማ ማይ ኣሊኽካ ንዝተወሰነ መዓልቲ ብምፅናሕ ማዩ ኣፅፊፍካ ንዝተወሰኑ መዓልቲ ትዕሽጎ። ጥቕሚ ናይ'ዚ ብቁልቲ እንታይ እዩ

ካብ ማእኸላት ዜና ዝተወሰደ ሓበሬታ እዩ ዶቅተር ኣብያ ኅመድ ናይ ኢቲጵያ ተላይ ምንስተር ሞዩ ኣብ ዝርከብ ናይ ኢንዱስጥሪ ፋርኪ እንደጐውነየ ዝርኢ ምስሊ እዩ።

ኣብ ከባቢ ማይጨው ናይ ጥምቀት ኣከባብራ በዓል ንምልከት ኣለና፡፡ ኣብ ኢዶም ሒዘምዎ ዘለዉ መጋየፂ ካብ ዕንጨይቲ ዝስራሕ ኾይኑ ሽሙ እንታይ ይባሃል?

እዙ ኻብ ባህላዊ መስተታት ጥግራይ ሓደ ኾይኑ ካብ መዓርን ጐሾን ብባህላዊ ከይዲ ቕመማ ይሥራሕ እታ ኂዛታ ዘላ ሓድማ ብርለ ትበሃል።

እዝ መለጠፊ ወይ ከዓ መፋለጢ ዘኅብረና ቶቶ ዝበሃል ናይ መኪና መሸጢ ቦታ ኸም ዝኾነ እዩ እዝ መሸጢ ቦታ መኪናን ካለት ተሽከርክርትን ዘሽ የጠሉ እዩ።

ካብ ባህላዊ መስተታት ትግራይ ኮይኑ ሽሙ ስዋ ይበሃል። ስዋ ካብ ዝተፈላለየ ዓይነታት እክሊ ይዳለዉ። ኲነታት ኣደላለዉኡ ካብ መጀመርያ ኽሳብ መጨረሻ ገለጹ።

ዓበይቲ ተሽከርካርት ሓደጋ መኪና ኣጋጢምዋ ነረየ ኣለነ ኣብ ፍጥዓም ያጸጋምን ሓሸጋርን ዝኾነ መንገዲ እንዳ ተጐዓዘት ስለ ዝጸንሐት ሓደጋ መኪና ኣጋጢምዋ:: ኣለብዙኃት ሰባህ ድማ ምጕዳእት በጽሒይዎ

ኦቶት ንልመዓት ብዝብል መሪሕ ቓል ተሰንዩ ዝተጽሓፈ እጋ ዜጣ እዩ እዝጋ ዜጣ ካብ ዝኃዞም ዕላማታ ተሓደ ዝኾነ ሠውዓን ሸሞንተ ነጥኸልተ ሽድሽቲ ካብ ሚእቲ መጀት ዓመት ኣታውንምግባር እዩ።

ካብ ዓይነታት ቅድን ኣከዳድናን ደቃንስቲዮ ሓደ ኾይኑ ፤እዝ ቕዲ ወይከኣፋሽን ባህላዊ ጥበብ ዘተመልኦ ናይ ሓበሻ ቐሚሽ እዩ።

ዋው ዝገርም ሓበሻዊ ቡና ተቐሪቡ ኣሎ ምስ ቊርሱ እቲ ተቐሪቡ ዘሎ ቝርስ ቡና ፋንድሻ ይበሃል እታ መትሐዚት ድማ ካብ ባህላዊ ዘሠርሐት ኮይና ሽማ መብሉዕ ቝርሲ ተብሂላት ትጽዋዕ።

እዝ በለስ እዩ በለስ ኣብ መብዛሕትአን ከባብታት ትግራይ ዘበቊል ዓይነት ተኽሊ እዩ እዝ ተኽሊ መፍዛሕት ጊዜ ኣብ እዋን ክረንቲ ዝባጽሕ ዓይነት ተኽሊ እዩ ሓለ ዓሊፉዉን ኣብ ጠቅምቲ ይባጽሕ እዩ::

ካብ ዜና ተቐንጭፉ ዝተወሰደ ሓበሬታ እዩ ።እዝ ሓበሬታ ዘመላኽቶ ድማ ኢትዮጵያ ኃይሊ ኤሌትሪኽ ናይ ምምጭዋ ዓቕማ ናብ ዓሠሰት ስተሽሕ ሜጋዋት ክተዕቢ ከም ዝኾነ ይገልጽ ኣሎ።

እዝ ንዕዝቦ ዘለና መለጠፊ ብሄራዊ ቤተ መዘክር ኢትዮጵያ ዝኅብርና ኾይኑ ካብ ዓይነታት መለጠፍይ ሓደ እዩ ኣድላይነት መለጠፍ ድማ ነገራት ብቖልኢሉ ንምርካብ ይጠቕመና::

ካብ ዘበናዊ መጋያታት ደቃ ንስትዮ ሓዶ ኾይኑ፤ ሽሙ ሸቝር ይበሃል ሸቝር ኣብ እዝኒ ደቃንስትዮ ብምሽቋዕ እንጥቀሙ ላዓይነት መጋያጺ እዩ።

ዝረአና ዘሎ ቦታ መዘነግዒ ቦታ ኾይኑ ብዙኃት መዘነግዕታት ዘጠቐለለ እዩ ካብኣቶም ሓደ ንምግላእ ዝኣክል ሸለዉ ለጋ ዳበልካ ዘጭወት መጨዋትን ብዙኃት ተኽልታትን ኣለዉ።

ዝተፈላለዮ መመላኽዕታት ንግንዝብ ኣለና እቶም መመላኽዕታት ድማን ንከንፈርን ንገጽን ይጠቕሙ ካብ ኮሚደረ ድማ ይሠርሑ።

እዝ ንርእዮ ዘለና ሕንፃ ዘብናዊ ሕንፃ ኮይኑ ብሕድሽ መልቅዑ ዝተሰላሀ እዩ። እቲ ቐዲ ሙዝፅነሐ ሕንፃ ደማ ፈሪሱ እንዳጓሕ እንዳተጓሕፈ ይርክብ።

ብዙኃት ኣቕሑ ዝሓዘ ሠዓሪቤት ወይ ከዓ ጐጆ ንርኢ ኣለና እዝ ጐጎ ንመንበር ደቓ ሰባት ዝጠቀም ኮይኑ ኣፍቲ ውሽጡ ድማ ብዙኃት ቅርፃቕርፂ ኂዙ ይርከብ እቶም ቅርፃኣርፂ ካብ ሻኽላን ካብ ዕንጨትን እተሠርሑ እየ::

ጥበብ ትግራይ ዝንፀባረቀሉ ዝተፈላለዩ ቅርፃ ቅርፅን ስእልታትን ንዕዘብ ኣለና። ካብዞም ስእልታት ሓንቲ ዝኾነት ውቅብቲ ስእሊ መሪፀ ክገልጽ ደሊየ ኣለኹ። ንሳ ድማ መሶብ ትበሃል:: መሶብ ካብ ምንታይን ንምንታይን ከምተገልግል ትገልፁለይ ዶ ትኽእሉ ?

ዓይነታት ምግቢ እዩ። ሽሙ ድማ ሽሮ ይበሃል። ሽሮ አደላልውኡ ካብ ዓተር ዝተፈላለየ ቅመማት ተቀሚሙ ዝስራሕ እንትኾን ከይዲ አበሳስልኡ ከመይ ክኸውን ይኽእል?

ካብ እንጨቲ ተፈልፊሎም ዝተሠርሑ ኣቝሑ ገዛ እዮም ሽሙም ድማ ማንካ ይበሃል ማንካ ጥቕሙ ንምሕባር ወይ ከዓ ጸውሒ ንምጭላፍ ንጥቀምሉ።

ባህላዊ መጋየፅታት ኮይኖም ሽሞም መስቀል ይበሃሉ። መስቀል ካብ ዕንጨቲ ተፈልፊሉ ዝስራሕ መጋየፂ እንትኾን ኣየናይ ዓይነት ሃይማኖት ብበዝሒ ይጥቀመሉ?

ኣብ እዋን ብዓላት ኣብ ዕዳጋ ብዙኃት ደሩሁት ተዘርጊሐን ኣብ ምሻጠን ምዕዳግን ተዋፊሮም ይርኮዉ ቶም ሕዝቢታት ደርሆ ኣብ ምዕዳግን ኣብ ምሻጠን ተዋፊሮም ኣለዉ።

ብብሃላዊ መንገዲ ዘተመላኽዐ መቓመጥ ንሬ ኣለና ኣብዞም ብህላዊ መመላዂዕ ዘኾኑ ሓደ ሰተታ መኸንብያ ግዋቦ ወዘተ ይርክዉ።

ብዙሓት መስቀላትን፣ መዓተብን፣ ድርሳነታትን ተዘርጊሖም ኣብ ምሻጥ ይርከቡ። ጥቕሚ እቲ ድርሳነ እንታይ እዩ?

እዝ ዝረአርና ዘሎ ቦታ ክዳውንቲ ደቃንስትን ደቂ ተብዕትን ዝስየጠሉ ግዝፍ ቡቲኽ እዩ ኣውዙይ ዝተፈልለዩ ፋሽናት ወይከዓ ዘበናዊ ክዳናት ተዘርጊሖም ነዕዘብ ኣለና።

እዝ ንዕዘቦ ዘለና ትምህርቲ ብዛዓባ ኣደላለዋ ምግቢ ዘርኢ ትምህርቲ እዩ ኣደላለዋ ሓምባሻ ንመረኣይ ተቐሪቡ ይርከብ።

ዘበናዊ ኣቝሑት ገዛ እዮም ወንበር ከፍ መበዲ ምስ ጠረቤዛ መቐመጢ ምግቢ ብሓደ ተቐሚጦም ይሮአዩ ኣለዉ ሃብዲ ኅሪቶም ድማ መቐመጢ ኣቝሑ ኣሎ።

ኣርማ ተጫወቲ ኩዕሾ እግሪ ስሑል ሽረ ዝኾነ ንርኢ ኣለና። ኣብቲ ኣርማ ዘሎ ስብኣይ መን ይበሃል ?

ንርዮ ዘለና ካብቶም ዘበናዊዊ ዓይነታት ጫማ ሓደ ኾይኑ ናይ ደቃንስትዮ ዘበናዊ ጫማ እዩ መብዛሕቲ ጊዜ ምሽፈን ወይ ምስ ጢልፊ ዝግበር ዓይነት ጫማ እዩ።

ቤት ምግብን መስተን ኮይኑ እታ ጓለን ስተይቲ ትእዛዝ ተቐቢላ ትእዛዝ እንዳዳለወት ትርከብ እቲ ወደ ተብዓታይ ድማ ትእዛዝ ክሳው ዝመጸሉ ኮፍ ኢሉ ይጽበ ኣሎ::

ዘበናዊ ኣቕሑ ገዛ ኾይና ዕምበባ፣ ዳቦ ወዘተ ንምትሓስ ተጠቕመና ።ኣብ ክንዲ ኣገድግል ተኪኣ ድማ ትሠርሕ ።ካብ ዝተፋዳለየ ድማ ትሥራሕ።

ዝተፈላለየ ኣኅምልትን ኣትክልትን ኣብዕዳጋ ተዘርጊሖም ይርአና ኣለዉ ካብቶም ኣኅምልትን ኣትክልትን ንምግላጽ ዘኣክል ጉዕ በርበረ ቆስጣ ሥላጣን ወዘተ ይረከዎ።

ተመሃሮ ኣብ ክፍሊ ኣትዮም ሕሙርቶም እንትካታተሉ ንእዘብ ኣለና እታ ኽፍሊ ድማ ብዝተባላለየ ቅርፃቐርጽን ስእልታትን ዝመዓረገት እያ።

ስፖርት ንዕባት ሓንቲ ሃገር እጃም ኣለዎ ።እቲ እንሪኦ ዘለና ድማ ካብቶም ዓይነታት ስፖርት ሓደ ዝኮነ ጉያ ኣብ ምልምማድ ይርከብ። ንጉያ ዘድልዩ ዕጥቅታት ዘርዝሩ?

እዝ ዘርአና ሕጽረት መጎዓእዚያ ሕዝቢ ምህላው እዩ ብመኽንያት ሕጽረት መጕዓእዚያ ሕዝቢ ምህላዎም እቶም ሕዝቢታት ኣብ ኣይሱስ ዝተፃዒኖም ይወዱ ኣለዉ እዙይ ድማ ንሓደጋ ትራፊቅ ዝተሳጥሐ እዩ።

ሓንቲ ኻብተን ብጠዕሚ ቊልጥፍት መካይን እያ። ሽም እዛ መኪና እንታይ ትባሃል? ሞዴላ ኸ እንታይ እያ፣ ክንደይ ሰብከ ትሕዝ?

መመላኽዒ ደቃንስቲ እዩ ብዙኅ ጊዜ ገጽ ብምልምጣት ቀርነብ ዓይኒ ብምቕርናብ ከንፈር ብምልካይ ይካየድ።

ብዝተፈላለዩ ቋንቋታት ዝተፅሓፉ መፅሓፍ ቅዱስ ይረኣየና ኣሎ ።ካብቶም ቋንቋታት ንምግላጽ ዝኣክል ግእዝ፣ ትግርኛ፣ እንግሊዘኛ፣ ትግርኛ ብበዝሒ ኣበይ ከባቢ ይዝረብ ?

ኣውዚ ዘተፈላለየ ዓይነት ሠራሕቲ ሕንፃ ነርአ ኣለና እቶም ሕንፃታት ዓበይቲ ሕድማት እንተኾኑ ኣብ ቅድሚኡም እማ ብዙኃት መካይን ተቐሚጠን ይርአያ ኣለዋ ብተወሳኸዉን ብዙኃት ሰባት ኣለዉ።

እዞ ኣቕሑ ገዛ ካብ ጣውላ ተፍልፊሎም ዝሥርሑ እዮ ዓይነቶም ድማ ዘመናዉን ዝተማሓየሽን እዩ ሹሙ ድማ መዘሙል ዓራት ፣ዓብዪ ቁምሳጡን ፣ወዘተ...

ዜና ስጶርት ኂዝዎ ዝወጸ መጠእኽቲ ኣብ ሻይና ሻንጋይ እንዳተኻያደ ዝነበረ ውድድር ኣትለቲክስ ኢቶጴያውያን ኣትሌታት ኣሸናፍነት ተዛዚሙ።